ካብ ንመጓዓዚ ንትራንሰፖርት ዝጠቕሙና ነገራት ሓደ ፈረስ ከም ኣብነት ዝጥቀስ እዩ። ካብ ባህላዊ ትራንስፖርት እዉን ይጠቕስ ብፍላይ ድማ ኣብ ቐደም ግዜ ብጣዕሚ ንጥቀመሉ ዝነበርና ዓይነት መጓዓዐዚ እዩ ብፍላይ ኣብ መርዓ ኣብ በዓላት ዝኾነሉ ግዜያት ።

ማንካ ካብቶም ናይ ገዛ ኣቑሑት ሓደ ኾይኑ ብፉሉይ ብትግርኛ ድማ በይዛ ኢድ እናተባህለ ወይ ድማ ክንዲ ኢድ እናተባህለ ይፍለጥ። እዚ ድማ ካብ ሓፂንን ካብ ዕንፀይትን ክስራሕ ይኽል እዩ። ፀብሒ ንምፅባሕ ድማ ንጥቀመሉ።

ብዛዕባ ስነ መሬት ዝዛረብ መፅሓፍ ክፀሓፍ ይእኽል እዩ። እዚ ማለት እውን መሬት መዓዝ ከም ትመውቅን ከም ትዝሕልን ኣብይ ቦታ ከም ዝዝሓለት ከም ዝኾነትን ኣበይ ቦታ ዝሞወቀት ከም ዝኾነትን ብሓፈሻ ብዛዕባ መሬት ዘለቶ ሓፈሻዊ ጉዳያት ዝገልፅ መፅሓፍ ማለት እዩ።

ናይ ገዛ እንስሳታት ዝበሃሉ ደቂ ሰባት ካብ በረካ ኣምፅኦም ምስኦም ንክነብሩ ዝላመዱዎም እንስሳ እንትኮኑ ከለዉ ናይ በረካ እንስሳ ዝበሃሉ ድማነየ ኣብ በረካ ዝነብሩ ሰባት ዝፍርሕዎም ንሶም እውን ንሰባት ዘፋራርሑ ዓይነት እንስሳ እዩም።

ትምህርቲ ማለት ኣብ ደቂ ሰባት ባህርያዊ ለውጢ ንምምፃእ ዝግበር ከይዲ እዩ፡፡ ብስሩዕን ዘይስሩዕን ክንረኽቦ ንኽእል ኢና፡፡ ብስሩዕ ክባሃል ከሎ ኣብ ቤት ትምህርቲ እንረክቦ ዓይነት ፍልጠት ክኸውን እንከሎ ወይ ድማ ትምህርቲ ክኾውን ከሎ እዚ ዘይስሩዕ ክባሃል ከሎ ድማ ኣብ ከባቢና ካብ ንሪኦም ነገራት ንረኽቦ ፍልጠት እዩ፡፡

ካብ ኣቑሑት ገዛ ካብ ኣብነት ድስቲ ክንወስድ ንኽእል ኢና። ድስትታት ምግቢ መብሰሊ ንጥቀመሎም ኣቑሑት ናይ ገዛ ኮይኖም ብፍላይ ኣብዚ ሕዚ ግዜ ካብ ብዙሕ ካብ ኣልምንየም ኮይኖም እዙይ ድማንየ ካብ ረዘንቲ ሓፂናት ይስርሑ።

ባህላዊ መደሓኒታት ዋላኣብዚ ሕዚ ዘሎ ወለዶ ብጣዕሚ ሕማቅን ሓደገኛ ወረ የምስልዎም ግን ዘይናዓቅ ብጣዕሚ ዝበለፀ ካብ ዘመናዊ መደሓኒታት ብጣዕሚ ዝበለፀ ዘይናዓቅ ግደ ዘለዎም ዓይነታት መድሓኒት እዩም::

ትምህርቲ ዝበሃል ብስሩዕ አብ ቤት ትምህርቲ ከይድና እንመሃሮ ትምህርቲ ጥራሕ ዘይኮነስ አብ ከባቢና ካብ እንሪኦም እንሰምዖም ነገራት እንማሃሮ ዓይነት ትምህርቲ እዉን ከም ትምህርቲ እዩም ዝውሰዱ። ንአብነት ከመይ ምስ ሰብ ከም እንረዳድእ ምስ ሰብ ከመይ እንስማዕማዕ ኣዚኦም እዉን ከም ዓበይቲ ትምህርትታት ዝቁፀሩ ኣዮም።

ኣብነት ከም መጋየፂ ወርቂ ክንወስድ ንክእል ኢና። ወርቂ ብፍላይ ኣዴታት ኣብ ግዜ መርዓ ክርስትና ኮታስ ንዕዐን ኣብ ዘሐጉሰን ግዜ ኣብ ናይ ሓጎስ መግለፂ ኣብ ዝኾነ ግዜ ዝገብርኦ ዓይነት መጋየፂ እዩ።

ሙዚቃ ዝበሃል ብዜማ ዝተዓጀበ ናይ ወድ ሰብ ታሪኽ ከም ስምዒትን ዝገልፅ ዓይነት ካብቶም ናይ ጥበብ ዓይነታት ድማ ንየ ሓደ ውን ተጠቃሲ እዩ ብዝተፈላለዩ ባህላውን ዘበናውን ኢልና ውን ክንመቅሎ ንኽእል ኢና ።

ኣርማ ዝበሃል ናይ ሓደ ትካል ንዓና ይውክለና እዩ፣ ይገልፀልና እዩ፣ ንዝነባርናዮ ታሪኽ ይገልፅ እዩ ኢሎም ዝሓሰብዎ ብሕብሪ ወይ ድማ ዝተፈላለየ ነገር ክኾን ይክእል እዩ። ዝውክል ዓይነት ኣርማ ኢልና ንፅዎዖ።

እፀዋት ንወዲ ሰብ ብጣዕሚ ጠቐምቲ ካብ ዝኾኑ ሂወታውን ሓደ ክኾን ከሎ ካብ እፀዋት ብተወሳኺ ውን ንዓለማዊ ዋዒ ክቕንስ ካብ ዝገብሩ ዓውደ ኣካላት እውን እቶም ብጣዕሚ ንጡፍ ዝባሃል ግደ ዝፃወቱ እዩ፡፡

መጋየፂ ዝበሃል ሰባት ካብቲ ዘለዎም መልክዕ ንላዕሊ ወቂቦም ንኽርአዩ ዝጥቀሙሎም ዓይነት ኣቑሑ ኮይኖም እዚኦም ድማ ከም ኣብነት ጐባጉብ፣ ኩትሻ፣ ወርቂ ወዘተ ዝኣምሳሰሉ ክኾኑ ይኽእሉ እዮም፡፡

ካብ መጋየፅን መመላኽዕታትን ንኣብነት ፅሩራ ክንወስድ ከለና ፅሩራ ኣብ ብፍላይ ኣብ ከባብታት ትግራይ ብደቂ ኣንስትዮ ዝዝውተር ዓይነት መጋየፂ ኮይኑ ኣብ ግንባር ብመልክዕ 3+ መስቀል ወይ ድማ ሓደ መስቀል ዝግበር ዓይነት መጋየፂ እዩ፡፡

ከተማ ኣኽሱም ብስራሕቲ ህንፃታትን ኣብ ጥንታዊ እዋን ብስራሕቲ ህንፃታትን ኣርክትክትንግን ትፍለጥ ዝነበረት ዝማዕበለት ዓዲ እያ ነይራ፡፡ ብዙ ዓይነት ስራሓ ኣብ ዓለም ተፈላጥነት ዘትረፈት ዓዲ እያ፡፡

ካብ ዓይነታት ስራሕ ከም ኣብነት ጋዜጠኛ ክንገልፅ ከለና፣ ጋዜጠኛታት ኣብዝሓ ጊዜ ዜና ዘቕርብሉ ዓይነት ጋዜጠኛታት ክኾኑ ዘቕርቡ ሰባት ክኾኑ ከለው፣ ሓደ ሓደ ጊዜ ድማ ኣብ መዝናነይቲ ዝኾኑ መደባት እውን ዝመፁ ዓይነት ሰባት እዮም፡፡

ከም ኣብነት ተፈለጥቲ ሰባት ክንጠቕሶም ንኽእል ብሰናይ ተግባር ንሃገሮምን ንወገኖምን ዘገልገሉ ሰባት ከም ተፈለጥቲ ሰባት ክንጠቕሶም ንኽእል ኢና፡፡ እዚኦም ድማ ንድኻታት ብጣዕሚ ወገን ዝኾንዎም ሰባት እዮም፡፡

ስድራ እንብሎ ኣብ ሓደ ገዛ ዝርከቡ ናይ ባዕሎም ሓሳባትን ጉዳያትን ብባዕሎም ዝፈትሑ ክኾኑ ከለዉ። ማሕብረሰብ ወይ ሕብረተሰብ ዝባሃል ድማ አኩብ ናይ ስድራታት ኮይኑ ንዘለዎ ፀገማት ዓርሱ ዝፈትሕ ዓርሱ ንዓርሱ ዝካባበርን እዩ፡፡

ሃይማኖት ክበሃል ከሎ ሓደ ሰብ ልዕሊኡ ልዕሊ እቲ ኣነ ዘምልኾ ካሊእ የለን ኢሎም ወይ ድማ እዚ ዝፈጠረኒ ናዓይ እዚ እዩ ኢሎም ንዝኣምንዎ ተፍጥራኣዊ ሓይሊ ከምልኽዎ ከለው እዩ። ኣብ ዓለምና ድማ ብጣዕሚ ብኣሽሓት ዝቁፀሩ ዓይነት ሃይማኖታት ኣለው።

ኣብነት ካብ ምግቢቤታት ኣብ ጁስ ቤታት ኣቲና ክንሪአ ከለና ብጣዕሚ ኣብ ብጣዕሚ ዝበዝሕ ሰብ ኣብ ኣብ ቀዳምን ሰንበት ኮይኑ ኣብ ኣጋምሸት ኮይኑ ከም ጁስ ስፒሪስ እናበሉ ማለትውን ፅሟቕ ፅሟቕ ድማ ብዝተፈላለዩ ብኣቮካዶ ብማንጎ እናበሉ ዘቕርብዎ ዓይነት

እፅዋት ክንብል ከለና ንዓለማዊ ዋዕን ንዝተፈላለዩ ፍግረ መሬትን ንከይካየድ ዝገብሩ ዓይነት ሂወታውያን ክኮኑ ከለው እዚ ድማ ካርቦንዳይ ኦክሳይድ ዝሓዝዎ ዓይነት ሂወታውያን እዮም፡፡

ማሽናት ዝበሃሉ ስራሕና ብጣዕሚ ቀሊልን ፅፍፉን ንክኸዉን ዝገብሩ ዓይነታት መሰርሕታት ኮይኖም ብኢሌክትሪክ ዝሰርሑ ክኾኑ ይክእሉ ወይ ድማኒ ብኢሌክትሪክ ዋላ ዘይሰርሑ ግን ድማ ስርሕና ፅፉፍ ክኾን ዝሕግዙ ማሽናት እዉን ክህልዉ ይክእሉ እዮም።

ንግድን ምትዕድዳግን ዝብሃል ኣብ መንጎ ሸያጥን ዓዳግን ዘሎ ርክብ ክኸውን ከሎ፣ ኣብዚ ድማ ዝተፈላለየ ዓይነት ኣቑሑታት ክተዓዳደጉን ክገዛዝኡን ይኽእሉ እዮም፡፡ ከም ኣብነት ሽጉርቲ፣ በርበረ፣ ክዳን ወዘተ ።

መስተታት ብመልክዕ ፈሳሲ ዝርከቡ ዓይነት ምግብታት ኮይኖም ኣብ ሰውነትና ዘሎን ዝተፈላለዩን ንጥረ ነገራት እውን ንምጉዕዓዝ ዝጠቕሙና ዓይነት ምግብታት እዮም። ብመልክዕ ልስሉስ፣ ብመልክዕ መሪር ፣ ብመልክዕ ጣዕሚ አልባ ዝኾኑ መልክዓት እውን ክንረኸቦም ንኸእል ዓይነት ምግብታት እዮም ።

ፈለማ ደቂ ሰባት ጫማ ዝሰርሕሉ ምኽንያት ካብ ዝተፈላለዩ መጉዳእትን መቑሰልትንንምክልኻል ኢሎም ክኾን ከሎ ኣብዚሕዚ ዘበን ግን ጫማ ንገብረሎም ዋና ምኽንያት ካብ ሓደጋ ንምክልኻል ይኹን ካብዚ ብተወሳኺ ንመመላኽዒ እንጥቀመሉ ዘሎ እዩ።

ጉጆ ገዛ ካብ ሓሰር ካብ ጭቃን ካብ ዝተፈላለዩ እምንታት ዝስራሕ ኮይኑ ብፍላይ ኣብ ከባብታት ትግራይ፣ ዓፋር ፣ሶማሊ ዝርከብ እዩ። ኣብቶም ከባብታት ድማ ብፍላይ ኣብ ገጠር ይርከብ::

ኣርማ ዝበሃል ንዝተፈላለዩ ትካላት ወይ ድማ ኣባላት ጉጅለ ንዕኦም ይውክለና እዩ ፣ ታሪክና ይገልፀና እዩ ወይ ድማ ነዚ ሕዚ ዝኒሀናዮ ኩነታት ንቀፃሊ እንሰርሖ ስራሕ እውን ይገልፅ እዩ ኢሎም ዝሓሰብዎ ምልክት ዝህብዎ እዩ። ካብ ምልክት ብተወሳኪ እውን ብሕብሪ ክገልፁ ይክእሉ እዮም፤ ብሽም እውን ምግላፅ ይከኣል እዩ።

ማሕበራዊ ሚድያ ኢልና ንፅወዖም ከም ፌስቢክ፣ ቲክቶክ፣ ዩትዩብ፣ ኢንስታግራም፣ ተሌ ግራም፣ ዋትስአ ወዘተ ክኮኑ ከለዉ እዚኦም ድማ ብጣዕሚ ብዙሓት ጠቐምትን ጎዳእቲ እዉን ክኮኑ ይክእሉ። ዝተፈላለዩ ሓበሬታት ዘቅርቡልና ቦታታት እዮም።

እስፖርት ክንብል ከለና ናይ ኣካላዊ መሸከልናነን ቁመናን ምሕላዊ ዘሕግዘና ዓይነት ምንቅስቃስ ክኸን ከሎ እዚ ድማ ዝተፋላለየ ዓይነት ምንቅስቃስ ይክእሉ እዮሞ፡፡ ካብ ባህላዊ እስፖርትታት ኣብነት ክንጠቅስ ከለና ቃርሳ ብወናኒነት ክጥቅስ ከሎ አዩ፡፡

ስደት ዝበሃል ብዝተፈላለዩ ፀለውቲ ምኽንያት ካብ ሓደ ቦታ ናብ ሓደ ቦታ ዝግበር ጉዕዞ ክኸውን ከሎ፣ ብፍላይ ሕዚ ኣብ ትግራይ ድማኒ ናብ ዝተፈላላዩ መናእሰይ ብምኽንያት ስራሕ ስእነት ናብ ዝተፈላለዩ ቦታታት ይስደዱ ኸም ዘለው ንሪኢ ኣለና።

ሓደ ከም ኣብነት ከም ጥበብ እንገልፆ ስነ-ስእሊ እዩ። ስነ-ስእሊ ዝባሃል ሓደ ሰኣሊ ንስሚዒቱን ንታሪክ ሂወቱን እውን ክኮን ይክአል ዝገልፀሉ ዓይነት ብመልክዕ ሕንፃፅን ብቀለማቀለምትን ኣሸብሪቁ ዝስእሎ እዩ።

ንሆቴላት ዝፋለጡ መፋለጥታት ክንርኢ ከለና ኣብ እቲ ሆቴል ዘለዎ፣ በዝሒ ሰብ ክንደይ ከምዝሕዝ፣ ዘለዎ ፅሬት፣ ዝሕዞም ዓይነት ምግብታት ብሓፈሻስ ኩሎም ዝህብዎም ዓይነት ግልጋሎታት ዝገልፅ መስታወቂያ ናይ ሆቴል መስታወቅያ ተባሂሉ ይፅዋዕ፡፡

እ ህንፃ ስራሕ ክበሃል ከሎ ናይ ህንፃ አስራርሕኡ ማለት እውን ካብ ኣነዳድፉኡ ኣትሒዙ ክንሪኢ ከለና አርክቴክቸር ኣብ ዝበሃል ዓውዲ ስራሕ ክምደብ እንከሎ ብዛዕባ አስራርሑኡ ድማ ኣብ ምህንድስና ይግለፅ፡፡

መጋየፅታት ሰባት ካብ ሓደ ሰብ በሊፆም ንኽረኣዩ ክደልዩ ከለው ዝገብርዎ ዓይነት ኣቑሑታት ክኾኑ ከለው እዚ ድማ ሓደ ሓደ ሰባት ናብ ዘይተደለየ ንሕንሕ ዘእትውዎም ዓይነት ኣቑሑት እዮም፡፡

ካብ ኣብነት መስተታት ልስሉሳት መስተታት ክንጠቅስ ከለና ልስሉሳት መስተታት ንሰብ ብዝዋሓደ መጠን ተተጠቒምናሎም ዘይጎድኡ ዓይነታት ክኾኑ ከለው ብበዝሒ ክንጥቀመሎም ከለና ግን ኣብ ሰውነትና ጉድኣት ዘብፅሑ መስተታት እዮም፡፡

ጉዕዞ ዝብሃል ደቂ ሰባት ብሰናይ ድሌቶም ካብ ቦታ ናብ ቦታ ዝገብርዎ ምንቅስቃስ እዩ፡፡ ቱሪዝም ድማ ብተፈጥሮን ብሰብ ስራሕን ሰሓብቲ ዝኮኑ ነገራት ንምህዋፅ ዝግበር ምንቅስቃስ እዩ፡፡ ስደት ዝብሃል ድማ ብሰብ ስራሕን ብተፈጥሮን ኢኮኖሚያዊ ቅልውላውን ምክንያት ካብ ቦታ ናብ ቦታ ዝግበር ዓይነት ምንቅስቃስ እዩ፡፡

ዘገልግሉና ተሽከርከርቲ ከም ኣብነት ሳይክል ከም ኣብነት ትጥቀስ ኮይና እዚ ድማ ብዓል ክልተ እግሪ ኮይና ሓደን ክልተን ሰባት ክተጓዓዕዝ ትኽእል ኮይና ልዕሊኡ ግን ናይ ምጉዕጓዝ ዓቕሚ የብላን።

ደርሆ ምፍራይን ኣባጊዕ ምፍራይን እውን ከም ኣብነት ሕርሻ ዝጥቀስ እዩ። ደርሆ ብምፍራይ ንዝተፈላለዩ ውፅኢት ናይ ደርሆ ማለት እውን ንእንቋቁሖ ይጠቅም። ኣባጊዕን ጤልን ምፍራይን ድማነየ ንፀባ ንቆርበት ና ንስጋ ከምኡውን ንመሸጣ ፍልፍል እቶት ይኾኑ።

ምግብን መስተን ዝብሃሉ ብመልክዕ ደረቅ ነገርን ብመልክዕ ፈሳስን ክንረክቦም ዝክእሉ ዓውደ ኣካላት ኮይኖም እዚኦም ድማ ንሰውነትና ብጣዕሚ ጠቀምቲ ዝብሃሉ ዓይነት ንጥረ ነገራት ዝሓዙ እዮም፡፡

መፅሓፍትታት ናይ ስነ ልቦና ዝገልፁ ዓይነት መፃሕፍቲ እውን ክኾኑ ይኽእሉ፡፡ እዚ ማለት እውን ናይ ሰብ ኣተሓሳስባ፣ ናይ ሰብ ኣእምሮ ከመይ ከምዝሓስብ፣ ናይ ሰብ ኣተሓሳስባ ከመይ ከምዝኾነ፣ ሰባት ምስ ሰባት ከመይ ክረዳዳእ ከምዘለዎ፣ ከመይ ገይሩ ኸ ሰባት ምስኡ ክረዳዳእ ይገብር ዝብል ሓሳብ ዘቕርብ እዩ ።

ማሕበረሰብ ካብ ቦታ ናብ ቦታ ዝፈላለዩ ኮይኑ ሓደ ሓደ ማሕበረሰባት ሰብ ሕዚ ኣብ ስርዓተ ቀብሪ ክንርኢ ከለና ሰብ ኣብ ዝሞተሉ ግዜ ብጣዕሚ ብልቦም ሓዚኖም ንምንታይ ካባይ ተፈሊኻ ኢሎም ዝበኽይሉ ዓይነት ማሕበረሰብ ክህልዉ ይኽእሉ እዮም፡፡

ንኣብነት ሕዚ ካብ መዝናነይ ቦታታት ከንርኢ ከለና መዕቆቢ እንስሳ ዘገዳም ከም ኣብነት ክንወስድ ንክእል ኢና። ሰባት ናብኡ ዝከድሉ ምክንያት ድማንየ ዝተፈላለዩ ዘርኢ እንስሳታት ዘገዳም ንምርኣይ ዝተፈላለዩ እንስሳ ዘገዳምን ኣግራብን ንምርኣይ ዝተፈላለዩ ድምፂ ኣዕዋፋት ንምስማዕን ንፁህ ኣየር ንምቅባልን ዝከድሉ ዓይነት ቦታ እዩ።

ኣብነት ካብ ተፈጥሮ ክንርኢ ከለና ቡና ንወዲ ሰባት ንመስተ ዝጥቀምሉ ዓይነት ተኽሊ ኾይኑ እዚ ድማ ቃንጨኦም ብምድራቅ ቆልዮም ድማ ወቂጦም ምስ ማይ ገይሮም እ ብ ብምፍላሕ ዝሰትይዎ ዓይነት እፅ እዩ፡፡

ሕርሻ ዝብሃል ንሓንቲ ሃገር ብጣዕሚ ጠቃሚ ዝኾነ ንሓንቲ ሃገር ከም ዓንዲ ሑቈ ተገይሩ ዝሕሰብ ዓይነት ዓውዲ ስራሕ ኮይኑ ዝተፈላለየ ዘርእታትን እንስታትን ኣብ ምፍራይ ዝሳተፍ ዓይነት ዓውዲ ስራሕ እዩ።

ናይ ስነ ልቦና ስራሕ ካብቶም ዓዉደ ስረሓት ሓደ ኮይኑ እዚ ድማ ብስነ ልቦነኦም፣ ብኣእምሮኣዉን፣ ስነልቦናዊ ጉድኣታት ዝተጎድኡ ሰባት ናብቲ ቦታ ናይ ስነልቦና ስራሕ ብምኻድ ዝማኻርሉን ዝምከርሉ ዓይነት ዓውደ ስራሕ እዩ።

ናይ ኣቁሑት ገዛ ክንብል እንከለና ካብ ናይ ገዛ ስራሕትታት ንምጥቃም ሓሊፎም ንመጋየፂ ኮይኖም እውን ዝጠቅሙ ኣቁሑት እዮም። እዚኦም ድማ ኣብ ገዛና ዝቅመጡ ዕንበባ ከም ብጭርቆ ዝበሉ ኣቁሑታት ከም ገዛ መጋየፅታት ኮይኑ ክጠቅሙ ይክእሉ እዮም።

ታሪክ ክበሃል ከሎ ሕማቅ ታሪክ ክኮን ይክእል ፅቡቅ ታሪክ ክኮን ይክእል:: ሕማቅ ታሪክ ክንርኢ ከለና ናይ ሓንቲ ሃገር ኮታስ ኣብቲ ህዝቢ ዝገብርዎ ዝነበሩ ግፍዕታት ዝተፈላለዩ መቅፃዕትታት ክኮኑ ይክእሉ፡፡

ኣብ ናይ ስፖር ማርኬት ዝተዓሸጉን ዘይተዓሸጉን ክኾኑ ይኽእሉ እዮም። ኣብነት ናይ ዘይተዓሸጉ ክንሪኢ ከለና ኣራንሺ፣ በነና ወዘተ ክጥቀሱ ከለዉ ካብ ዑሽጋት ክንርኢ ከለና ድማ ዝተዓሸገ በርበረ ፣ዝተዓሸገ ሽሮ፣ ከም ኣብነት ምጥቃስ ይኽእሉ እዮም ።

ኣትክልትን ኣሕምልትን ንወድሰብ ጥቕሞም ዋላ ኣይንረድኣዮም ግን ድማኒየ ዓብዪ ጥቕሚ ዘለዎም ዓይነት ተኽልታት እዮም ።ከም ኣብነት እዉን ሕማም ንምክልካል ፣ ክብደት ሰውነት ንምቅናስ ናይ ዝተፈላለዩ ቫይታሚናት አብ ምሃብ ዝለዓለ ግደ ዝፀወቱ ዓይነት ምግቢ እዮም።

ናብ መገየፅታት ባህላዊ መጋየፅታት ክንከድ ከለና ብፍላይ ድማ ኣብ ትግራይ ደቂ ኣንስትዮ ጉትሻ ,ጎባጉም ገይረን ኩሑሊ ተኳሒለን ፀጉሬን ተቆኒነን ጥልፊ ጥልፍታትን ጫማታትን ሳእንታትን ብምግባር ይማላካዓ።

መፅሓፍትን ጋዜጠኛታት ክንሪኢ ከለና ጋዜጣታት ዝተፈላለዩ ዜናታት ዝቐርቡሎም ዓይነት ፅሑፋት ክኾኑ ይኽእሉ እዮም፡፡ መፅሓፍቲ ዝባሃሉ ድማ ዓሚቕ መልእኽቲ ዘመሓላልፉ ጥበብ ዘመሓላልፉ ሰባት ድማ ካብኦም ተማሂሩ ንካልኦት ንኻልኦት ዘምህሩሎም ዓይነት ወረቐታት ወይድማ ስብሳብ ናይ መረዳእታታት እዮም፡፡

መዝናነይ ቦታታት ከም ኣብነት ክንጠቅሶም ንክእል ኢና፡፡ ሆቴላት እውን ከም መዝናነይ ክንጥቀመሎም ንክእል ኢና፡፡ ብፍላይ ድማ ቤተሰብ ብሓደ ተሰባሲቦም ኣብ ናይ ዕረፍቲ ግዜኦም ብምግቢ ብምብላዕን ዝተፈላለዩ ሙዚቃታት ብምድማፅን ዝከድዎም ቦታታት እዮም፡፡

ስሊፐር ዝበሃል ዓይነት ጫማ ካብ ዝመከከ ዝመስል ጎማ ዝስራሕ ዓይነት ጫማ ኮይኑ፣ ብፍላይ ድማ ኣብ ደገን ኣብ ዉሽጥን ብደቂ ኣንስትዮ ዝዝውተር፣ ኣብ ገዛ ዉሽጢ ድማ ብደቂተባዕቲዮ እውን ዝግበር ዓይነት ጫማ እዩ።

ትምህርቲ ካብ ዝተፈላለዩ ቦታታት ንረኽቦ ማለት ውን ብምዕዛብ ብምስማዕ ብምርኣይ ንረኽቦ ፤ ካብኡ ብተወሳኺ ውን ብስሩዕ ትምህርቲ ንረኽቦ እዩ፡፡ እቲ ብስሩዕ ትምህርቲ ንረኽቦ ትምህርቲ ውን እንድሕር ካብ ምዕዛብ ንረኽቦ ይኹን እስካዕ ንሕና ዘየቋረፅና ንሱውን ንዓና ምምሃር ዘየቋርፅ እዩ፡፡

ፖለቲካ ንሃገር ጠቐምቲ ካብ ዝበሃሉ ነገራት ዋላ ሓደ ይኹን ሓደ ሓደ ጉዳያት ግን ንሓንቲ ሃገር ናብ ዘይተደለየ ኲናትን ቅልውላውን፣ ድርቅን ስደትን ከስዕብ ዝኽእል ዓይነት እውን እዩ፡፡

ናብ ናይ ሕዚ ዝኒአዉ ዘመናዊ ጫማታት ክንርኢ ከለና ድማ ድፉን ጫማ ከም ኣብነት ይጥቀስ እዩ ፡፡ድፉን ጫማ ዝባሃል እ ብዝተሸፈነ ጫማ ኮይኑ እ በሕዚ ድማ ካብ ዎፃኢ ብፍላይ እካብ ዎፃኢዝመፅእ ዓይነት ጫማ እዩ፡፡

ፅሕፈት መሳርሒ ኣቁሑት ዝብሃሉ ንፅሕፈትን ንዝተፈላለዩ ስእልታት ፕሪንት ንምግባር ውን ክኽውን ይክእል እዩ ዝተፈላለዩ ናይ ፅሕፈት ጉዳያት እንጥቀመሎም ዓይነት መሳርሕታት ኮይኖም ከም ቢሮ፣ እርሳስ፣ ደፍተር፣ ከም ማርከር ወዘተ ዛኣምሳሰሉ ክኮኑ ይክእሉ፡፡

ናይ ሓደ ሰብ ዕምቆትን ጥልቀትን ዝገልፅ ክኸውን ከሎ ፤ባህሊ ማለት ድማ ሓደ ማሕበረሰብ ዝውክል ነቲ መንነቱ ዝገልፆ ክኾን ይክእል እዩ። ኢትዮጵያ ድማ ልዕሊ 80 ዝኾኑ ቢሄር ቢሄረሰባት ዝዓቆረት ዓዲ እያ ማለት እዩ።

መፅሓፍትታት ብዛዕባ ሓደ ነገር ዘዘንትዉ ናይ ፍልጠት ኣድማስ ኮይኖም ካብዚ ብተወሳኺ ድማኒ ብዛዕባ ታሪኽ ብዛዕባ እምነት ብዛዕባ ዓለም ለኻዊ ጉዳያት ወዘተ ከዘንትዉ ይኽእሉ ።

ኣብ ዓለምና ብዝተፈላለየ መልክዕ ዝርከቡ ዓይነት ከባቢታት ክህልዉ ይኽእሉ እዮም፡፡ ንኣብነት እውን ኣብ ከባቢ ዓፋር ዝርከቡ ቦታታት ብጣዕሚ ሙቐት ዝበዝሖም ቦታታት እዮም፡፡ ኣብዚ ዝነብሩ ሰባት ድማ ብጣዕሚ ረቀቕቲ ክዳውንትን ብጣዕሚ ድማ ንፋስ ዝኣትዎም ዝመስሉ ገዛውቲ ዝሰርሕሉ እዮም፡፡

መፅሓፍታት ብዛዕባ መድሓኒታትን ብዛዕባ እፅዋታትን ክዛረቡ ይኽእሉ እዮም። ማለት እውን ሓደ መድሓኒት ካበየናይ እፅዋት ከምዝርከብ ወይ ድማ ካብቲ እፅዋት ንረኽቦ ጥቕሚ እና ካብቲ እፅዋት ዘለዉ ዝተፈላለዩ ጠቐምቲ ንጥረ ነገራት የዘንቱ።

መጋየፅታት ዝበሃሉ ደቂ ሰባት ወቂቦም ንክረአዩ ዝሕግዙ መሳርሕታት ክኾኑ ከለው እዙይ ግን ብአግባቡ እንተዘይተጠቂምናሉ ግን አብ ናብ ዝተፈላለዩ ጉድኣትን ማህሰይትን ከብቅዑና ዝኽእሉ እዮም።

መጋየፂ ዝበሃሉ ደቂ ሰባት ዓርሶም ንምምልካዕ ወይ ድማ ካብቲ ዘለዎም መልክዕ ንምውሳኸ ኢሎም ናብ ሰውነቶምን ናብ ክዳውንቶምን ዝገብርዎም ዓይነት ኣቑሑት መጋየፂ ኢልና ንፅውዖ።

መጋየፂ ዝበሃሉ ደቂ ሰባት ካፍቲ ዘለዉዎ ወቂቦም ንክርኣዩ ዝገብሩ ዓይነት መሳርሕታት ክኾኑ ከለዉ ፤ግን ድማኒ ብኣብዝሓ ክንጥቀመሎም ከለና ኣብ ሰዉነትና ብጣዕሚ ዘይነዓቅ ማህሰይትን መጉዳእትን ዘብፅሑ ዓይነት ኣቁሑት ...

መጎጎ ካብቶም ዓይነታት ኤሌክትሮኒክስ ሓደ ኮይኑ ብፍላይ ድማ ኣብ ከባቢታት ኣምሓራን ትግራይን ዝዝውተር ዓይነት መሳርሒ እዩ፡፡ ኣብዚ ድማ እንጀራ፣ ሕምባሻ ዝተፈላለዩ ዓይነታት ምግቢ እንስንክተሉ ኤሌክትሮኒክስ እዩ፡፡

ካበ ዓይነት ዕፅዋት ሓደ ክንሪኢ ከለና ሞሪጋ ዝበሃል ዓይነት ወይድማ ሽፈራው ዝበሃል ዓይነት ዕፅዋት አሎ፡፡ እዚ ድማንየ ኻብ ዝተፈላለዩ ሕማማት ንአብነት ከም ሽኮር ፣ ሕክምና ዘድልዮም ሕማማት ዝከላኸለልናን ካብ ዝተፈላለዩ ድሮናት ዝከላኸለልና ዓይነት ዕፅዋት እዩ፡፡

ህንፃ ስራሕን ኣርክቴክቸርን ክንብል ከለና ሓደ ህንፃ ንክስራሕ ዘድልዩ ንድፊ ነዲፍካ ዘድልይዎ ኣቁሑታት ድማ ከም ተንዲኖ፣ ሓሸዋ ፣ ስሚንቶ ዝኣምሳሰሉ ኣዳሊካ እቲ ህንፃ ክስራሕ ክንገበር ከለና ህንፃ ስራሕ ይብሃል፡፡

ገዛ ክንብል ከለና ደቂ ሰባት ንቀፃሊ ህወቶም ምስ ስድርኦም ኮይኖም ንመንበሪኦም ኢሎም ዝሰርሕዎ ዓይነት ክከውን ከሎ እዚ ድማ ካብ ዝተፈላለዩ ዓይነት ኣቁሑታት ክስራሕ ዝክእል እዩ ።

መፋሊጢታት ዝጥቀሙ ትካላት ንኣብነት ከም ዳይፐር መፍረይቲ ትካላት ንዘፍርዎ ዳይፐር ዘለዎ ፅሬትን ፅፈትን ዝሕዞ መጠን ፈሳስን ብምግላፅ ተጠቀምቶም ንምስሓብ ዝገብርዎ ፃዕሪ መፋለጢ ይባሃል።

እንስሳት ዘገዳም ስጋ ተመገብትን ተኽሊ ተመገብትን ኢልና ኣብ ክልተ ክንፈልዮም ንኽእል ኢና፡፡ ስጋ ተመገብቲ ዝበሃሉ ንካልኦት እንስሳታት ብምህዳን ምግቦም ዝረኽቡ ዓይነታት እንስሳት ክኾኑ ተለዉ ተኽሊ ተመገብቲ ድማ ፍልፍል ምግቦም ተኽልታትን እፅዋታትን ዝኾኑ ዓይነት እንስሳ እዮም፡፡

ኣርማ ሓደ ትካል ወይድማ ውዳበ ብስምምዕነት ኣባላት ናይቲ ትካሎም ወይድማ ናይቲ ውዳብኦም ይገልፀልና እዩ ይውክለልና እዩ ኢሎም ዝሓሰብዎ ምልክት ኣርማ ኢልና ንፅውዖ።

ኣርማ ዝባሃል ንሓደ ትካል ወይድማ ውልቀ ሰብ ኣመጻጽኡ ወይድማኒ ነዓይ ይውክለኒ እዩ ዝብሎ ዓይነት ምልክት ኮይኑ ብዝተፈላለዩ መልክዕን ብዝተፈላለዩ ምልክትን እዉን ዝግለፅ ዓይነት እዩ።

ካብ ማሕበራዊ ሚድያታት ሓደ ቲክቶክ ክንሪኢ ከለና ንሰብ ብጣዕሚ ጠቐምቲ ዝኾኑ ነገራት ከም ትምህርቲ ሓዘል ዝኾኑ ቁምነገራት ክሕዝ ይኽእል እዩ። ኮይኑ ግና ኣብዚ ሕዚ ጊዜ ብጣዕሚ ንሕማቕ ነገር ዝጥቀምሉ ዘለው ዓይነት ማሕበራዊ ሚድያ እዩ፡፡

ፋሽን ክበሃል ከሎ ካብ ግዜ ናብ ግዜ እ ዝተፈላለየ ክዳዉንትታት ክኾኑ ይኽእሉ እዮም፡፡ ጫማታት ወይ ድማ ጫማታት መልክዖም እናቐየሩ ካብ ግዜ ናብ ግዜ ክመፁ ከለዉ እዩ፡፡ እዚ ድማ እ ፋሽን ሓዱሽ ዝበሃል ነገር የለን። ምንም እቲ ናይ ቀደም እዩ እንዳተደገመ እንዳተደገመ ዝመፅእ እዩ፡፡

ሰባት ዝባሃሉ ብሂወት ዘሎ ክኾን ይኽእል እዩ ካብዛዓለም ብሞት ተፈሊዮም ክኾኑ ይኽእሉ እዮም፡፡ ብሓፈሻ ግን ንህዝቦም፣ ንወገኖም ፣ንሃገሮም ብጣዕሚ ዓብይ ኣስተዋፅኦ ዘለዎም ሰባት ኩሉ ሰብ ድማንየ ኣድናቆቱ እንትገልፅ ሰባት ይባሃሉ፡፡

ካብ ናይ ኣቑሑት ገዛ ከም ኣብነት ብርጭቆ ክንወስድ ከለና ብርጭቆ ካብ ሓሸዋ ብሓዊ ገይርካ ዝስራሕ ኮይኑ ንክረአ ብጣዕሚ ውቁብ እና ማይ እና ዝተፈላለዮ መስተታት ንምስታይ እንጥቀመሉ ዓይነት ናይ ገዛ ኣቑሑት እዩ።

ናይ ገዛ ኣቑሑ ዝበሃሉ ኣብ ገዛ ዝርከቡ ዝተፈላለዩ ዓይነት ናውቲ እዮም፡፡ እዚኦ ድማ ኣሳልጦ ዝህቡን ስራሕ ዘቕልሉን ክኾኑ ይኽእሉ እዮም፡፡ ኣሳልጦ ዝህቡ ክበሃሉ ከለዉ ስራሕና ብቕልጡም ክንውድእ ዝገብሩ ክኾኑ ከለዉ ስራሕ ዘቕልሉ ድማ ብውሑድ ሓይሊ ተጠቒምና ስራሕና ክንፍፅም ዝገብርና ዓይነት መሳርሕታት እዮም፡፡

ዜናታት ናይ ፖለቲካ ዜና ክኮኑ ይክእሉ እዮም። ማለት እውን ኣብ ሓንቲ ሃገር ኩናት ኣሎ ድዩ የለን ?ወይ ድማ ሰላም እኒሀ ዶ የለን? ኩናት እንተሃሊዩ ዝተፈናቀሉ ህዝብታት፣ ዝሞቱ ፣ዝቆሰሉ ህዝብታት ክዛረብ ይኽእል። ወይድማ ኣብ ሓንቲ ሃገር ሰላም ምህላው

ትራንስፖርት ዝበሃሉ ሓደ ሰብ ወይ ድማ ኣቅሓ ዉን ክኮን ይኽእል ካብ ሓደ ቦታ ናብ ሓደ ቦታ ንክንቀሳቀስ ዝሕግዙ ዓይነት ኣቁሑት እዮም:።

ናይ ገዛ እንስሳት ዝበሃሉ ደቂ ሰባት ምስኦም ንኽነብሩ ካብ በረኻ ኣላሚዶም ዘምፅእዎም ዓይነት እንስሳት ክኾኑ ከለዉ እንስሳት ዘገዳም ዝበሃሉ ድማ ብፍፁም ሰብ ተፃራሪ ዝኾኑ ማለት እውን ሰብ ንዖኦም ዝፈርሖም ንሶም እውን ንሰብ ዘፍርሕዎ ዓይነት እንስሳት ምስ ሰብ ምንም ዘይተላመዱ ዓይነት እንስሳት እዮም።

ኣብነት ካብ ናይ ስራሕ መምህርነት ክንወስድ ነክእል ኢና፡፡ መመህርነት መምህራና ካብ ዝተማሃርዎነ ትምህርተ ቢሮ ካብ ዘዘጋጀዎሎም መፃሓፍ ንተማሃሮኦም ፍልጠትን ዝተፋላለየ ዓይነት ትምህርትዝማሓላልፉሉ ዓዉደ ስራሕ እዩ፡፡

ስድራ ዝበሃል ኣቦን ኣዶን ምስ ደቂ ዝሓወሰ እንትኸውን ከሎ ማሕበረሰብ ዝበሃል ድማ ዝተፈላለዩ ስድራታት ተሰብሲቦም ዝፈጥርዎ ሕብረት እዚኦም ድማኒ ናይ ባዕሉ ዝኾነ መፍለዪ መንነት ዘለዎ ህዝብታት እዮም።

መዚቃ ዝበሃል ብዜማ ዝተቃነየ ብመሳርሒ ሙዚቃን ብዜማን ዝተቃነየ ግጥምን ቤት ዝወቅዕ ግጥሚ ዘለዎ ዓይነት ጥበብ ኮይኑ ንሰብ ድማ ስምዒቱ ዝገዝእ እዩ።

ምግብታት ብመልክዕ ፈሳስን ደረቕን ክርከቡ ይኽእሉ እዮም:: ንኣብነት ብደረቕ ዝርከቡ ቆሎ ክንርኢ ከለና ንሰዉነትና ጥንካረ ዝህቡ ዝሃንፁ እዮም ዓይነት ምግብታት ኮይኖም ብመልክዕ ደረቅ ዝርከቡ እዮም ።

ጥበብ ብዝተፈላለየ መልክዕ ክግለፅ ይክእል እዩ። ከም ኣብነት እውን ብስእሊ፣ ብስነፅሑፍ፣ ብሙዚቃ፣ ብቅርፃ ቅርፂ ወዘተ ዝኣምሳሰሉ ዝተፈላለየ ዓይነት መልክዓት ዝግለፅ ዓይነት ጥበብ ተባሂሉ ይግለፅ፡፡

ገዛን መንበሪ ገዛን ማለት ከም ኣብነት ጎጆ ገዛ ክንወስድ ንኽእል ኢና፡፡ ጎጆ ገዛ ካብ ዝተፈላለዩ ነገራት ክስራሕ ይኽእል እዩ፡፡ ንኣብነት እውን ካብ ሓሰር፣ ካብ እምኒ፣ ካብ ጭቃ ወዘተ እዚ ድማ ኣብ ከባብታት ኣብዚ ብፍላይ ኣብ ናይ ኢ/ያ ከባቢታት ኣብ ገጠራገጠር ይርከብ፡፡

ኤሌክትሮኒክስ ዝበሃሉ ከም ቴሌቪዝ፣ ሬድዮን ረሲቨርን ዝበሉ ወዘተ ዝአመሰሉ ዓይነት መሳርሒታት ኮይኖም ንወዲ ሰብ ዝሓሸ ፅሬት ዘለዎ ድምፂን ምስሊን ዝህቡ ናይዚ ዘመናዊ ዘበን መሳርሒታት እዮም፡፡

መሰረታዊ ግልጋሎት ዝበሃሉ ናይ መንግስቲ ህዝቢ ብዝተፈላለዩ ኣቕርቦታት ሕፅረት ከየጋጥሞ ንህዝቢ ዘበርክቶም ግልጋሎታት ክኾኑ ከለው ንኣብነት ድማ ከም ግልጋሎት ማይ ፣ ከም ጥዕና ጣብያ ሕክምና ወዘተ ተጠቐስቲ እዮም።

ጉዕዞ ዝበሃል ካብ ሓደ ቦታ ናብ ካሊእ ቦታ ዝግበር ምቅስቃስ እትኮን ፤ እዚ ድማ ብዝተፈላለዩ ምክንያት ክካየድ ይክእል እዩ። እዚ ድማ ብምክንያት ስራሕ ዝተፈላለዩ፣ ንዝተፈላለዩ ንምዝንናናይ ኢልና ንከዶም ጉዕዞታት እወን ክህልው ይክእሉ እዮም።

ናይ ገዛን ናይ በረካን እንስሳት ክንብል ከለና ካብ ናይ ገዛ እንስሳት ከልቢ ከም ሓደ ክንጠቅስ እንተለና ካብቶም እሙናት ዝበሃሉ እንስሳ ቁፅሪ ሓደ ዝጥቀስ ኮይኑ ፤ እዚ ድማ ስጋ በላዕ እንስሳ እዩ። ኣብ ገዛ ምሕላወ እውን ዝለዓለ ተራ ዝፃወት ዓይነት እንስሳ እዩ።

ኣብነት ካብ መጋየፂ ገዋግብ ክንወስድ ንኽእል ኢና። ገዋግብ ኣብ ክሳድ ዝግበር ዓይነት ኮይኑ ብቁፅሪ ድማ ሰለስተ እዮም። ካልእ ኣብ መርዓ ኣብ ክርስትና ኣብ ዝተፈላለዩ ናይ ሓጎስ ግዝያትን ዝግበር ዓይነት መጋየፂ ድማ እዩ።

ዓይነት ካብ መፋለጢ ሆቴል ክንጠቅስ ንኽእል ኢና:: ሆቴላት ዓርሶም ብዝተፈላለዩ ማሕበራዊ ገፃት እና ብሬድዮታት ቴሌቭዥን ክገልፁ ይኽእሉ እዮም ፡፡ እዚ ድማ ዘለዎም ፅሬት ዘቕርብዎ ዓይነት ምግብታትን ዘቕርብዎ ዓይነት ግልጋሎታትን ንኽገልፁ ይኽእሉ::

ካብ ናይ ገዛ እንስሳት ከም አብነት ክንወስድ ከለና ግመል ከም አብነት ምጥቃስ ይከአል እዩ፡፡ ብዘይተለመደ ዝበሃል ዓይነት እንስሳት እንስሳ ዘገዳም እዩ፡፡ ግን ድማኒ ንምግቢነት፣ ንመጓዓዓዚ ማለት እውን ብፀባ ይጠቅመ ዝጠቅመና ዓይነት እንስሳ ናይ ገዛ እንስሳ እዩ፡፡

እስፖርቲ ዝበሃል እ ናይ ፍዚካዊ ሰውነትና ንምጥንካርን ንምድልዳልን ንሰርሖ ዓይነት ምንቅስቃስ እዩ ።እዚ ድማ ንቡዝሕ እዩ በቢእዋኑ ተዝግበር ብሰፊሑ በቢእዋኑ ተዝግበር ተመራፂ ዝኾነ ዕይነት ምንቅስቃስ እዩ።

ባህሊ ከም ኣብነት ናይ ትግራይ ባህሊ ክንሪኢ ከለና ደቂ ኣንስትዮ ኣብ ኣከዳድና ዘሎ ባህሊ ቁኖ ተቆኒነን፣ ጥልፊ ተኸዲነን፣ ኣብ ኣመጋግባ ድማንየኢ ከም ሕልበት፣ ሽሮ፣ ብእንጀራ ዝኣመሰሉ ክንሪኢ ከለና ኣብ ገዛ ኣሰራርሓ ድማንየኢ ጎጆ፣ ህድሞ፣ ቤት ኢልና ውን ክንዛረብ ንክእል ኢና።

ስራሕቲ ካብቶም ዓይነታት ማሽን ሓንቲ ኮይኖም እዚ ድማነይ ሓደ ሓደ ሰባት ከም መጋየፂ ዝጥቀምሉ ዓይነት ማሽን ኮይኑ ንካልኦት ሰባት ድማነይ ግዚኦም በኣግባቡ ንክጥቀሙን ስዓታት ሸንሺኖም ንክጥቀሙን እትጠቅም ማሽን እያ፡፡

ዝተፈላለዩ ዓይነታት መጋየፂታት ዘለው እንትኮኑ፤ ከም አብነት ክንጠቅስ ከለና ድማ ስንዲድ ሓደ ኣብነት እዩ፡፡ እዚ ድማ ብፍላይ ኣብ እዋን አሸንዳ ደቂ አንስትዮ ኣብ ግንባረን ዝገብርኦ ዓይነት መጋየፂ እዩ፡፡

ኣብ ንግድን ምትዕድዳግን ዝአተዉ ኣቁሑታት ከም ኣብነት ክንጠቅስ ከለና፣ እ ኽዳን ክንጠቅስ ንኽእል ኢና። ናይ ከዳን ዓደግቲ ዝደልይዎ ዓይነት ኽዳን ብምምራፅ እ ብምዕቃንን ዝ ትሸያጣይ እዉን ዝደልዩዎ ዓይነት ኽዳን ብምሃብ ዝካየድሉ ኸይዲ እዩ፡፡

ትምህርቲ ዝበሃል ብልምድን ብተመኩሮን ንወስዶ ዓይነት ትምህርቲ እዩ፡፡ ብልምዲ ክንወስዶ ንኽእል ዓይነት ትምህርቲ ባዕልና እንዳፀዓርና ንወስዶ ባዕልና እንዳፀዓርና ድሕሪ ግዜ ነጥርዮ ክኾን ከሎ ብተመኩሮ ካብ ሰብ ክበሃል ተሎ ድማንየ ሰባት ከምህሩና ከለዉ እዩ፡፡